እዚ ተፈጥራኣዊ ምድሪ ኾይኑ ናይ ታሪኽ ነባር ታሪኽ ሓደ ኾይኑ አብ ዓፅቢ እዩ ዝርከብ፡፡ እንዳ ማርያም ወይእንዳ ኪዳነ ምህረት እዩ ይመስለኒ፡፡

እዚ ባህላዊ ኣከዳድና መብዛሕትኡ ግዜ ኣብ ራያ ዝረአ ናይ ራያ ባህሊ ኢሎም ዝክደንዎ እዩ፡፡ እዚ ኣከዳድና እዚ ብጣዕሚ ደስ ዝብልን ኣምሓሪ እዩ።

እዚ እፅዋት እዚ ቀላሚጦስ እውን እኒአ፣ በለስ እውን እኒአ፣ ቆላንቁል ባሕሪ እንዳበልና እውን ንፀወዖ ኢና ብተለምዶ መብዛሕትኡ ግዜ ኣብ ዓዲግራት እዩ ዝፍለጥ በለስ እቲ ሓደ ከዓ ቀላሚጦሰ እዩ።

እዚ ኣብ ጉድጓድ ወይ ክዓ ኣብ ኳና መብዛሕቲኡ ግዜ ጉድጓድ እናዃዓተ ዝነብር ኮይኑ ጨጨራ ወይ ክዓ ምፁፁላይ ብተለምዶ ዝፅዋዕ እዩ ፡፡ መብዛሕቲኡ ግዜ ናብ ዒልቦ ምናምን እናበለ ዝነብር እዩ ኣብ መሬት እናፈሓረ እዩ ዝቅለብ፡፡

እዚ ካልኣይ ብርኪ ቤት/ቲ ኣክሱም እዩ ኣብ ስያትል ጥቃ ንመናሃርያ መንገዲ ንፀጋም ዝተርፍ እዩ።

እዚ ናይ ፈጠናት ተማሃሮ ካብ 8ይ ክፍሊ ልዑል ውፅኢት ዘምፅኡ ተማሃሮ ካብ 88% ልዕሊኡ ዝመስለኒ ዘምፅኡ ቅድም ኢሉ ካብ 80% እዩ ነይሩ። ናብ ቀላሚኖ ካልኣይ ብርኪ ት/ት ይከዱ ኣብ መቐለ እዩ ዝርከብ ሳምረ ክትወፅእ ከለካ ንኢድ የማን ዝተርፍ እዩ።

እዚ ኣብ ኣክሱም ብዓል ሓሙሽተ ኮኮብ ኣትራንስ ሆቴል ኮይኑ ናይ ራህየል ሃይለ ሙዚቃ እዩ፡፡ ብ2017 ዝደረፈቶ ሃነን ዝብል ሙዚቃ ።

እዚ ናይ ራያ ባህሊ ኮይኑ ናይ ሰብለ ካሕሳይ ሙዚቃ ኣብ ናይ ሰብለ ካሕሳይ ሙዚቃ ክሊፕ ዝርአ ሓደ ካብኣቶም ሓደ እዩ ዝኒአ፡፡ አብ ናይ ራያ መጋሉዋ ዝብል ናይ ሰብለ ካሕሳይ ሙዚቃ አብኡ ዝረአ አዩ፡፡

እዚ ካብ ተፈጥራዊ እፅዋት ሓደ ኮይኑ ኣብ ኣክሱም ኣዳራሽ እዩ ዝርከብ ኣኽሱም ግቢ እዩ እዛ ሹም ተኽሊ ካዓ ፅሕዲ እያ ይመስለኒ፤

እዚ ኣቦና ጻዲቅ ኣቡነ ኣረጋዊ ኣብ ደብረዳሞ ንመጀመርያ ጊዜ ዝዓረፈሉ ቦታ እንዳ ኣቡነ ኣረጋዊ ደብረዳሞ ዝብሃል ኣብ ዓድግራት ዝርከብ እዩ።

ካብቶም ዓይነታት ተክልታት ወይ ካብቶም ዓይነት እፅዋት ሓደ ኮይኑ በተለመዶ ስየ እዩ ዝበሃል አብ አውሳአና እንጥቀመሉ ወይ ከዓ ስኒ መመወፂ ሓደሓደ ግዜ ንጥቀመሉ ኢና፡፡

እዚ ካብዞም ዓይነታት ሳሙና ሓደ ኮይኑ ካብ ፃዕዳሽጉርቲ ዝስራሕ እዩ። ንገፅና መልመፂ ንዝኮነ ሕርፋፍ ወይከዓ ፈፀጋ መጥፍኢ እንጥቀመሉ ዓይነት ሳሙና እዩ። ሽሙ ፋመስ ይበሃል።